ንመረባ ደቂንስትዮ ኣብ እግረን ዝገብርኦ ኣልቦ ዝበሃል ግን ዝተፈላለዩ ንኣብነት ብወርቂ፣ ብስንዲድ፣ ብብሪ፣ ብነሃስ ዝተሰርሐ ክኸውን ይኽእል እዩ።።

ካብ ባህላዊ መሳርሕታት ሙዚቃ ሓደ ዝኮነ ክራር እንትኮን በይኑን ምስ ካልኦት ተዋሃሂዱ ጥዑም ዝኮነ ዜማ እንረክበሉ መሳርሒ ሙዚቃ እዩ::

ኣብዚ እንሪኦ ዘለና ምስሊ መፅሓፍ መዓዝ ዓመተምህረት ተመሪቁ ናብ ንባብ ዊዒሉ? ብተወሳኪ ድማ ክንዳይ ዝኣክል ገፃት ዝሓዘ እዩ? ከምኡ እውን እቲ መፅሓፍ ንሕብረተሰብ እንታይ መልእክቲ የማሓላልፍ?

ጤለ በጊዕ ናይ እንስሳ ዘቤት ኮይነን ኣብ 5 ወርሐን ይወልዳ፡፡ ሳዕሪ ተመገብቲ እንትኮና ስገአን ንምግብነት ዝውዕል እዩ፡፡

ኣብዚ እንሪኦ ዘለና ምስሊ ባንኪ ፀሓይ ካብቶም ንተገልገልቶም ብትሕትናን ኣሳልጦን ዝህቡ መሰረተ ልምዓት ድዩ? ከምኡ እውን ክንደይ ዝኣኽሉ ጨናፍራት ኣለውዎ?

ኣብ ዕለታዊ እንመጕዎም ዓይነታት ምግቢ ዝተመጣጠነ ክኾኑ ኣለዎም እዝ ማለት ዝተፈላልዩ ስነ መእዛ ዝወነኑ ከኅምልትን ፍረምረን ከምኡውን ጽረምረን ኣዝረትን ዝኃዙኅ ክኾኑ ኣለዎም፡፡

ኣምባሳደር ስዩም መስፍን ናብ ገድሊ ትግራይ ዝተፀምበረ ኮይኑ ብድሕሪኡ ድማ ድሕሪ ደርጊ ምድምሳስ አብ ኢትዮጵያ ኣምባሳደር ኮይኑ ናይ ወፃኢ ሚኒስተር መከየዲ ስራሕ ነይሩ::

ካብ እንስሳ በረኻ ሓደ ዝኾነ ነብሪ እንትኾን ካብ ዓሌታት ድሙ ሓደ እዩ፡፡ እዚ ድማ ብጉያ ብጣዕሚ ቅልጡፍን ጠንካራን እዩ፡፡

ካብ እንጥቀመሎም መጋዓዝያት ሓደ ዝኮነ ሰብን ንብረትን ኣብ ዝሓፀረ ግዜ እንጥቀመሉ መጉዓዝያ እዩ።

ህፃናት ፍሉይ ዝኾነ ጠመተን ክትትልን ዘድልዮም ክፋላት ማሕበረሰብ እንትኾኑ ካብ ዝተፈላለዩ በዝበዝቲ ጉልበት፣ ትሕቲ ዕድመ መርዓ ክንከላኸለሎም ኣለና፡፡

እዚ እንሪኦ ዘለና ምስሊ ቤት ትምህርቲ ኣበይ ከባቢ ይርከብ? ከምኡ እውን ክሳብ ክንደይ ክፍሊ የምህር? ብተወሳኪ ድማ ክንደይ ዝኣክሉ መምሃሪ ክፍልታት ኣለዉዎ?

ዓንዲ ሑቀ ሓንቲ ሃገር መንእሰይ እንትኮን መንእሰይ ብማሕበረሰብ ብ መንግስትን ፍሉይ ዝኮነ ድጋፍን ምትብባዕን ክግበረሉ ኣለዎ ።

ዘመናዊ ሚላን መሣርሕታትን ተጥቕንና ካግሩንሓሻ ኣጋብ ዝኾነ ውፂት ምህርቲ ድረክብ ተወሳኽ ድማ ግዜናን ጕሉበትናን ይቖጡበትና፡፡

አብ እትዮጵያ ንሓይሊ ኤሌክትሪክ ግልጋሎት ካብ ዝውዕሉ ሩባታት ሓደ ዝኮነ ሩባ ተከዘ አብ ትግራይ ዝርከብ ኮይኑ ንሓይሊ ኤሌክትሪክ መመንጨውን ከምኡ እውን ንሕርሻን ይውዕል።

ጉዕዞን ቱሪዝምን መስሕብን ካብ ዝኣቱ ኣታዊ ንምብራኽ ኣብ መዕረፊ ኣጋይሽን መጓዓዝያን ኣዚና ጠመተ ጌርና ክንሰርሕ ኣለና፡፡

ብርክት ዝበሉ ኣፀዋት ንመድሓኒት ዝውዕሉ እንትኾኑ ኣወሳስደኦም ድማ ቆፅሎም ዝብልዑ ፣ ቆፅሎም ዝዕጠኑ ፣ ስሮም ዝብልዑ ከምኡ ውን ፍሪኦም ንምግብነት ዝውዕሉ እዮም፡፡

ኣብ ገዛን ኣብ ቢሮን ካብ እንጥቀመሎም ኣቁሑ ሓደ ዝኮነ ወንበር እንትኮን እዚ ወንበር ኮፍ መበሊ እንጥቀመሉ እትንኮን ካብ ዕንፀይቲ ካብ ሓፂን ወ.ዘ.ተ...ዝኣመሰሉ ንሰርሖ።

ወ ቕዱስ ኣብነ ማትያስ ቀደማዊ ሰ ድቃነ ጳጳሳት ዘኤቶዮጴያ ኣሊልቀ ጳጳሳት ዝኣክሡም ወይ ጨገን ዘመንበረ ተክለሃይማኖት ብተወፋይነት ብትሕትናን ዘገልግሉ ኣቦ እዩ።

ካብ ዓይነታት እፅዋት ሓደ ዝኾነ ፅዕዲ እንትኾን ኣብ ከተማታት ከምኡ እውን ኣብ በረኻታት ንፅባቀ ተባሂሎም ይትከሉ ከምኡ እውን ኣብ በዓል ልደት መፀባበቂ ንጥቀመሉ።

ኣብ ዓለምና ካብ ዘለው ዜና ኣውታር መመሓላለፍቲ መልእኽትን ሓደ ዝኾነ ቢቢሲ እንትኾን ኣብ አሜሪካ ዝርከብ እዩ፡፡

ኣብዚ እንሪኦ ዘለና ምስሊ ካብቶም መልእክቲ እነመሓላልፈሎም መንገድታት መፅሓፍን ጋዜጣን ኮይኖም ንሕብረተሰብ ሰብ ብዝደልዮ መጠን ኣብ ዕዳጋ ንረክቦም ዶ ከምኡ እውን ፀገም ማሕበረሰብ ኣብ ምፍታሕ እንታይ እጃም ኣለዎ?

ኣብዚ እንሪኦ ዘለና ምስሊ ተፈጥራኣ ከባቢ ኣበይ ይርከብ? ብተወሳኪ ድማ እቲ ነባራይ ማሕበረ ሰብ መሰረተ ልምዓት ኣብ ምትእትታው ከምኡ እውን መሰረታዊ ፀገማት ንምፍታሕ ዝተጀመሩ ክያዶ ኣሎ ዶ?

ብዙሓት መስተታት ኣብ ፋብሪካ ተሰሪሖም ናብ ዕዳጋ ዝቐርቡ ኣለው። ንኣብነት ቢራ፣ ዊስ፣ ኣልኮል ዘለዎም መስተታት ዘአመሰሉን ወዘተ...

ኣካል ጥንካረ ትምህርቲ ኣብ ከይዲ ትምህርቲ ምክታቱ ንህፃናትን ንመኣሰይን ለለዎ ናይ ጥዕና ኣብርክቶ ዓብይ እንትኸውን እዚ ድማ ጠመተ ተገይሩሉ ክስራሕን ተዋዳዳራይ ክኸውንን አለዎ።

ብዙሓት መሳርሕታት ሙዚቃ ሓደ ዝኾነ ጭራ ዋጣ በይኑን ምስ ካልኦት ብምውዳድን ዝተፈላለዩ ሙዚቃታትን ዜማታትን ጣዕሚ ለለዎም ንሰማዕቲ ለቕርብ ኮይኑ ኣብ ባህልና ድማ ዓብዪ ቦታ ኣለዎ፡፡

ካብ ን ምግብነት ነዉዕሎም ፍረምረታትእቲ ሓደ ዝኮነ ለሚን እንትኮን ካብ ዝተፈላለዩ ሕማማት ይከላኸለልና ከም ከብዲ ቁርፀት ሕማም ርእሲ ዝኣመሰሉ ይከላኸል።

ዓድዋ ታሪኻዊት ከተማ እንትትኸዉን ባዕዳዊ መግዛእቲ ዝተስዓረላ ኩርዓት ፀለምቲ እያ። ከምኡ እዉን ታሪኻዉን ተፈጥራኣውን ሰብ ስራሕን ሃፍትታት ዘለዋ እንትኾን ሰንሰለታማ ዕንበባታት ዝሓዘት እያ።

ሓደ መንግስቲ ንህዝቢ ከገልግል ተባሂሉ ካብ ህዝቢ ይምረፅ፡፡ ስለዚ ንህዝቢ ብሓቅን ብተኣማንነትን ዘገልግል መንግስቲ ክምረፅ ኣለዎ፡፡

ንባህላዊ መድሐኒት እንጥቀመሉ ሓደ ዝኾነ መዓር እንትኾን ምስ ዝተፈላለዩ እታወታት ብምሕዋስ እንጥቀመሉ እንትኾን ንምግብነት እውን ዝውዕል እዩ፡፡

ካብ መሰረታዊ ግልጋሎታት ወሃብቲ ሓደ ዝኾነ ትምህርቲ ኮይኑ ትምህርቲ ንኩሉ ሕብረተሰብ ኣብ ቀረባ ክረክብ ኣለዎ።

ኣብ ሸሸቐጥ ካብ ንሮኹም ሽጓት ምዉታት ሓደ ዝኾነ ናይ ዓሣ ሥጋ ነጥዐናናዊ ሕስቢ ዝኾነ መንገዲ ተዓሽጉ ናብ ተገልገልቲ ተመጣጣን ዋጋን ኣቕርወት ንረኽዎ።

ሓይሊ ኤሌክትሪት ኣብ ዕለታዊ ናብራና ዓብዪ ግደን ኣሳልጦን ኣለዎ፡፡ እዚ ድማ ናብ ኩሉ ማ/ሰብ ተበፀሓይ ንምግባር መንግስትን ህዝብን ተሓባቢሩ ክሰርሕ ኣለዎ፡፡

ኣብ ዕለታዊ እንምገቦም ምግቢ ኣሕምልትን ፍረምረታትን ክነካትት ኣለና፡፡ እዚ ድማ ካብ ሕማም ምክልኻል ዓቕምና ንኽውስኽን ጠንካራታት ክንከውን ይገብር፡፡

ካብ ንመድሓኒትን ንምግብነትን እነውዕሎ ዓይነት ዕፅዋት ጅንጅብል እንትኮን በይኖም ምስ ካልኦት ተሓዊሱ ሕማም ናይ ምክልካል ዓቅምና የደንፍዕ፡፡

ኣክበርቲ ሕጊ ለይትን ቀትርን ናይ ሓደ ሕብረተ ሰብ ስግኣትን ገበንን ከይህሉ ዝከታተል ሕጊ ኣክባሪ ዝኮነ ትካል እዩ፡፡

ካብ ባህላዊ መስተታት ሓደ ዝኾነ ሜስ እንትኾን ካብ ማዓርን ጌሾን ተጠቒምና እንሰርሖ እንትኾን ብብርለ ብዝባሃል ኣቕሓ ተጠቒምና ንሰትዮ፡፡

ፅሬትን ፅባቀን ከተማታት አብ መሰረታዊ ግልጋሎት ዝካተት ኮይኑ ፅሬትን ፅባቀን ሓንቲ ከተማ ንሕብረተሰብ ወሳናይን እዩ፡፡

ናይ ኢትዮጵያ ጠቅላይ ሚኒስቴር መለስ ዜናዊ ኣብ ከተማ ዓድዋ ተወሊዱ ዝዓበየ እንትኾን ብህፃንነቱ ጀሚሩ ናብ ገድሊ ቐፂሉ ድማ ናይ ኢትዮጵያ መራሒ ብምዃን ዘገልገለ ብሉፅ መራሒ ነይሩ፡፡

ከተማ አኽሱም ፅላተ ሙሴ ዝወነነት፣ ከምኡ'ዉን ታሪኻዊ ቦታታት ሓድግታትን መንፈሳዊ ኣብያተ ክርስትያናትን ዝወነነት ስለ ዝኾነት ንብዙሓት ሰሓብቲ ዓዲ እትስሕብ ዓዲ እያ ።

ሕ/ሰብ ካብ ስጋኣት ነፃ ኮይኑ ዝመሓደረሉ መንገዲ ክፈጥር ኣለዎ። ቀዳምነት ክዋሃቦም ካብ ዝግበኦም ሓደ ድማ ድሕንነት ሰላምን ሓደ ማ/ሰብ እዩ።

ካብ ናይ ገዛ ኣቑሑት ሓደ ዝኾነ ናይ ሽጉርቲ መኽተፊ ማሽን እንትኾን ኣብ ዝሓፀረ ጊዜ በቲ ማሽን ተጠቒምና ንኸትፍ እንትኮን ጊዜ ይቑጥበልና፡፡

አብ ዓለምና ሓደ ዓይነት ትርጉም መግለፅን ዘለዎ ባንዴራ ወይ ድማ መለለዪ ሓደ ዝኮነ ናይ ሰላም አርማ ፃዕዳ እዩ።

ደርሆ ካብ እንስሳ ዘቤት ሓንቲ ኮይና ንምግብነት ካብ ዝውዕሉ እንስሳታት ሓንቲ እያ። ስግኣን እንቆቅሕኣን ንምግብነት ዝውዕል እንትኮን ን ህንፀት ሰውነት ኣዝዩ ጠቃሚ እዩ።

እዚ ኣብ ስክሪን ንሪኦ ዘለና ምስሊ ካብቶም እንስሳ ዘገዳም ሓንቲ ዓጋዜን ኮይና ኣብ ኢትዮጵያ ካብ ትርከበሉ ሃገራዊ መዕቆቢ እንስሳታት ሓደ ዝኮነ ድማ እምባ ባሌ እዩ።

ኣብ ገዛን ቢሮን ካብ ንረክቦም መደርደሪ ኣቑሑት ሓደ ኮይኑ ዝተፈላለዩ እንጥቀመሎም ኣቑሑታት ብኣግባቡን ብፅሬትን ደርዲርና ነቅምጠሉ ኣቕሓ እዩ።

ሎሚ ብበዝሒ ዝርእ ዘሎ ዘይ ሕጋዊ ስደት ዝተፍላላዩ ጉዳኣት ኣካልን ሞትን ምንግልታዕን ዘሳጥሕ ዘሎ እንትኮን እዚ ዘይሕጋዊ ስደት ንምቅናስ መንግስትን ህዝብን ተሓባቢሩ ክሰርሕ ኣለዎ።

ብዘመናዊ መንገዲ ዝተሓረሰ ሕርሻ ምህርቱን ፅርየቱን ዝተሓለወ ጉልበትን ግዜ ንዝቑጥብ ዓይነት ሜላ ሕርሻ እዩ፡፡

ካብቶም ብዙኃት ዘመናዊ መሣርሕታት ሕከምና ሓደ ዝኾነን ናይ ሰዉነትና መጠን ጸቕጥ ደምን ወቕዕት ልብን ንምዕቃን ንጥቆመሉ ዓይነት መሣርሒ እዩ፡፡

ከያኒ ኪሮስ ኣለማዮህ ኣብ ዕቤት ትግርኛ ሙዚቃ ዓብይ ግደ ዘበርከተ እትኾን ከም ኣንጎዐይ ፍስስ ፣ ምቅናይ፣ ጉማየ፣ ኣየቁንጀና ወዘተ...ዝብሉ ጥዑማት ጣዓመ ዘሜታት ናብ ሰማዓቱ ዘቕረበ እንትኾን ዉሩ ከያኒ እዩ።

ከይዲ ኣዋህባ ትምህርቲ ክሰተካከል ኣለዎ፡፡ ግዚኡን እዋንን በቱኡን ዝምጥን ኣዋህባ ትምህርቲ ክህሉ ኣለዎ፡፡

እዞም ንሪኦም ዘለና ምሰሊ ተሽከርካሪት ብስዓት ክንደይ ዝኣክል ርሕቐት ትጎዓዝ ከምኡውን ክንደይ ዝኣክል ፅዕነት ትሕዝን? ኣሽከርካሪኣ ብቑዕ ዝኾነ ስልጠና ዝወሰደ ድዩ?

መብዛሕትኡ ግዜ ደቂ ኣነስትዮ ኣብ ክሳደን ዝገብረኦ መጋየፂ ዝብጦ ዝበሃል ኮይኑ ኣብ ኣሸንዳ ኣብ ዓበይቲ በዓላት ጌረን ዘግይፃሉ መጋየፂ እዩ፡፡

ካብ ውፅኢ ሕርሻ ዝኮኑ ኣሕምልቲ ቆፅሎም ዝብልዑ ካብ ቆስጣ፣ ሰላጣ፣ ጎሞን እንትኮኑ ካብ ዝተፈላለዩ ሕማማትን ቀልጢፎመ ኣብ ሰላስተ ወርሒ በፃሕትን እዮም፡፡

ካብ ባህላዊ መስተታት ሓደ ስዋ ኮይኑ ስዋ ንምድላዉ መጀመርታ ጥጅእ የድለየና ኮይኑ ጥጅእ ንምድላዉ ጌሶን ቡቁልን የድሊ ዘድልዩና ካልኦት እታዎት ደማ ዝተፋላለዩ ቦታን ከባብን ይፋለለ ኮይኑመ ንኣብነት ዳጉሻን፣ መሸላን፣ ምሻሓረ ንጥቀም

ካብ ብዙሓት ዓይነታት ጫማ እቲ ሓደ ከስከስ እዩ:: መብዛሕትኡ ግዜ ወተሃደራት ዝገብርዎ እዩ:: ካብ ቆርበት ዝተሰርሐ እዩ።

እዚ እንርእዮ ዘለና ምስሊ ጥንታዊ ቤተ-ክርስትያን ኣበይ ሃገርን ከባቢን ይርከብ? ብተወሳኪ ድማ መዓዝ ዓ/ም ተሰሪሑ? ከምእውን ብወፃእተኛታትን ተወለድቲ ዓድን ክንደይ ዝኣክል ይህወፅ?

ናይ ሓደሰብ ሕብረተሰብ መወቀል ሥደራቤት እዩ በሊሕ ዓምሮ ዘለዎ ሕርተ ሰብ ስሎ ጠቤት ዘለዎ ሃገርን ንምፍጣር ኣብ ሥራቤት ፍሊጠ መተ ተገይሩ ክሥራሕ ኣለዉ።

እዚ ኣብ ስክሪና ንሪኦ ዘለና ምስሊ ኣብ ከተማ ኣክሱም ካብ ዝኽበሩ ዓበይቲ በዓላት ሓደ በዓል ጥምቀት እንትኸውን ኣዝዩ ሰሓቢ ኣብ ዝኾነ ተፈጥራዊ ገፀምድሪ ዝወነነ ፍሉይ ቦታ ማይሹም ዝበሃል ቦታ ዝኽበር ሃይማኖታዊ በዓል እዩ

ኦርቶዶክስ ሃይማኖት ኣብ ኢ/ያ ብዙሕ ተከታሊ ዘለዎ እንትኮን ስርዓትን ትውፊትን ሕግን ዘለዎ ሃይማኖት ኮይኑ ኣብ ኢ/ያ ዓብይ ኣበርክቶ ዘበርከተ ሃይማኖት እዩ፡፡

ኣብ ሓፈሻዊ ሸቀጣሸቀጥ ካብ እንረክቦም ዕሹጋት ምግብታት ንጥዕናና ተመከርቲ ኣይኮኑን። ብፍላይ ድማ ንህፃናት ጎዳእቲ እዮም።

ዘመናዊ መሳርሕታት ሕርሻ ተጠቒምና ኣብ ዝሓፀረ እዋን ብስሉጥን ጉልበት ቆጣብን ብዝኾነ ሕርሻና ክንካይድ ንኽእል ኢና፡፡ ንኣብነት ከም ትራክተር፣ መስኖመስተይ ማይ ወዘተ ዝኣመሰሉ እዮም፡፡

ኣብ ገዛን ቢሮን ንጥቀመሉ ኣቕሓ ጠረጼዛ ወይ ድማ ጣውላ እንትኾን ካብ ሓፂንን ጣውላን ንሰርሖ፡፡

ማሕበራዊ ምድያ ካብ እንጥቀመሎም ሓደ ዝኾነ ሬድዮ እንትኾን ሓይሊ ኤሌክትሪከ ኣብ ዘይብሉ ራሕቂ ዘለዎን አንጥቀመሉ መማሓላፊ መልእክቲ እዩ፡፡

ባህልታትና ከይጠፍኡን ከይብረዙን ኣብ ሓደሽቲ ወለዶታት ተፈላለዩ ጥበባት ተደሪኽና ኣብ ምትሕልላፍ ክንሰርሕ ኣለና፡፡

ኣብ እስክሪን ዝርአ ዘሎ ምስሊ ካብቶም መሰረታዊ ግልጋሎት ካብ ዝህቡ ትካላት ሓደ ዝኾነ ባንኪ ዳሽን ካብ ዓበይትን ኣናእሽትን ከተማታት ኢትዮጵያ ካብ ዝርከቡ ጨናፍራቱ ሓደ ዝኾነ ኣብ ከተማ ኣኽሱም ዝርከብ ባንኪ ዳሽን ጨንፈር ኣኽሱም ንተገልገልቱ እናገልገለ ዝርከብ እዩ።

ብምኽንያት ብርሰት ነዳዲ ተሽከርከርቲ ንካሊእ ዋጋ ንምውሳክን ሕ/ሰብ ናብ ዝተፋለለዩ ምግልታዕ የእትውዎ ኣለው።

ብን ኣብ ዓለምና ተፈታዊ ዝኾነ ኣብ በብ መሓበር ሰዉ ብስተፋልለያ ሠራርኃን ኣቃራርዋን ዘለዎንትኾን ብዙኃት ሰባት ናይ ሥራሕ ዕድድ ዝፈጠረ እዩ።

ኣብ ስክሪና እንሪእዮ ዘለና መሰረታዊ ግልጋሎት ውሃብቲ ትካላት ሓደ ኮይኑ ናይ ደቂ ኣንስትዮ ፀጉርን ፅባቀ መስተካከሊ እዩ።

ኣብ ትግራይ ዝርከባ ናይ ፖለቲካ ተናሓናሕቲ ውድባት ናይ ባዕለን ዝኮነ መፍለዪ ኣርማ ምልክት ዝወነና እየን፡፡

ፍቅር እስከ መቃብር ዝብል ልበ ወልድ መፅሓፍ ብኣዲስ ኣለማዮህ ዝተፅሓፈት ኮይና ብዙሓት መንበብትን ፈተዉትን ዝረከበት መፅሓፍ እያ ።

እዚ እንሪኦ ዘለና ምስሊ መዘናግዒ ቦታ ብኣግባቡን ኣብ ዝግበኦን ንቦታን ሰዓትን ዝግበኦም ተገልገልትን ኣገልግሎት ይህቡ አለው ዶ ? ብተወሳኪ ድማ ንማሕበረሰብ ዝህቦ ጠቅሚ እንታይ እዩ? ጉድአት ከ ?

እዚ እንሪኦ ዘለና ምሰሊ ሰሓባይን ተፈጥሮአዊ አቀማምጣ ዘለዎ ዝኮነ ቦታ አበይ ይርከብ? ብተወሳኪ ድማ አብቲ ከባቢ ዝቆመ ሓወልቲ መስቀል መዓዝ ተሰሪሑን እንታይ መልእክቲ የመሓላልፍ?

ናይ ህዝቢ ትግራይ ቢሄራዊ ተጋድሎ እትገልፅ መፅሓፍ ፅንዓት ቁፅሪ -1 ን ቁፅሪ - 2 ን ተሓቲሙ ኣብ ዕዳጋ ትርከብ፡፡

አብ ቤት ምግብን መስተን ካብ ዝስተዩ መስተታት አልኮል ዘለዎም ዘየብሎምን እንትኮኑ ካብ ዘለዎ ቢራ፣ ዊስኪ ወዘተ ዝአመሰሉ እንትኮን ልስሉሳት መስተ ድማ ቡን፣ ሻሂ፣ ለውዝ ወዘተ እዮም።

ኣብ ከባቢና ብሰብ ስራሕን ብተፈጥሮን ሓደጋታት ከይጥቃዕ ብዝተከኣለ መጠን ዳግመ ግረባ ከምኡውን ተክልታት ብምትካልን ብምክንካንን ከባቢና ክንሕሉ ይግባእ፡፡

ንሓይሊ ኤሌትሪክ ንምምንጫው ካብ ዝሕግዙና ብዙሓት እንተሃለው እኳ እቲ ሓደ ብሓይሊ ማይ ተጠቒምና ሓይሊ ኤሌትሪክ እንረኽብሉ ከይዲ እቲ ሓደ እዩ፡፡

ከያኒት ንግስቲ ሓየሎም ኣብ ዕብየት ሙዚቃ ቋንቋ ትግርኛ ዓብዩ ግደ ዘበርከተት ከያኒት እያ ።ንሰማዕታ ድማ ኣዝዮም ብርክት ዝበሉ ዜማታት ዘበርከተት ድምፃዊት እያ።

ኣብ ዕለታዊ ናብራና እንጥቀመሎም ማሽናት ሓደ ዝኮነ ድማ ክዳን መሕፀቢ ማሽን እንትኮን ጉልበት ቆጣብን ፍሉጥን እዩ።

ኣብ ቤት ምግብን መስተን ካብ እንረኽቦም ምግብታት ፣እንጀራ ብሽሮ ፣ቋንጣ ፍርፍር ፣ እንጀራ ፍርፍር እንትኾኑ መስተ ድማ ልሱሉሳት መስተን ትኩሳትን ንረክብ።

ትግራይ ናይቶም ዓበይቲ ሃይማኖታት መእተዊት በሪ እንትኮን ንሳቶም ድማ፦ ክርስትናን እስልምናን እንትኮኑ ተከባቢሮም ኣብ ትግራይ ብሓደነት ይነብሩ።

ካብ ቡዛሓት ሰራሕቲ ሓደ ዝኮነ ዜጋ ኣብ ምህናፅን ኣብ ምዕባል ሓኒት ሃገረ ዓቢይ ግደ ካብዘሎዎሞ ሞይ መምሀረነትአኒትከዉኒ ቡሉፁዝኮነ ማህያነ ክብረን ክዋሃቡ ኣሎዎሞ፡፡

ሓደ ሕብረተሰብ ሉኣላውነት ሓልዩ ክቅፅል ዘኽእሎ መንገድታታ ግለፅ። ብተወሳኺ ድማ ስጥሙን ጠንካራን ሕብረተሰብ ንምህናፅ ንኣብነት ኣብ ደቂ ኣንስትዮ ፣ኣብ መናእሰይን፣ ኣብ ህፃናትን እንታይ ክግበር ኣለዎ ?

ኣብ እስክሪን እንሪኦ ዘለና ምስሊ 11 ሕትም ቁፅሪ 1 ኮይና ካብ ኣዴና ቅድስቲ ድንግል ማርያም ብፀሎት መልሲ እንረክበሉ ተቀምቲ መንገድታት እትሕብር 2012 ዓ/ም ብቀሺ ሄኖክ ወ/ማርያም ዝተዳለወት መንፈሳዊት መፅሓፍ እያ፡፡

ጊታር መሳርሒ ዘበናዊ መዚቃ ኾይኑ ምስ ዝተፋላለዩ መሳርሕታት መዚቃ ኮይኑ ጥዑሙን ሰሓባይን ማራኻይን ዝኾነ ዜማ የስምዕ፡፡

እዚ ቁናኖ ፀጉሪ ኣበይ ከባቢ ይዝውተር ከመኡ እውን መፀውዒ ስም እቲ ቁኖ ግለፅ ? ብተወሳኺ እውን ዋጋ መቆነኒ ፀጉሪ ክንደይ እዩ ?

እዚ እንሪኦ ዘለና ምሰሊ ገዛን መንበሪ ገዛን ኣበይ ከባቢ ይርከብ? ብተወሳኪ ድማ መሰረተ ልምዓት ማለት እውን ማይ፣ መብራህቲን ዕዳጋን ወዘተ ዝበሉ አቅርቦት ኣለውዎ ዶ?

እዚ አብ እስክሪን እንሪኦ ዘለና ምስሊ ካብቶም ብዛሓትን ዝኾኑ መጋየፅታትን መመላክዓትን ንጥቀምሎም እንትክውን እዚ ድማ ንጥዑም ጨና ንጥቀመሉ እዩ፡፡

እዙይ እንርእዮ ዘለና ምስሊ ምግቢ ሕንባሻ ኣበይ ከባቢ ብበዝሒ ይዝውተር? ከምኡ እውን ንዕለታዊን ንዓበይቲ ባዓላትን ወይ ድማ ፍሉይ መዓልታት ዝኸውን ኣሰራርሓ ሕንባሻ ይፈላለ ድዩ?

ኣብ ኅፈሻዊ ታሸቕጥ ካብራኾም ዕሽጐት ምግታት ንንሕፃናት ዕና ተመከርቲ ኤኮኑን ተወሳኽ ድማ ዘይተለልየ ርጕድን ሰብኅን ይእክቡ።

እዚ እንሪኦ ዘለና ምስሊ መፋለጢ ሕትመት አበይ ከባብን ቦታን ይርከብ? ተወሳኪ ድማ እዚ መፋለጢ ክንደይ ዝአክል ተጠቀምቲ ይስሕብ?

እዚ ኣብ እስክሪን እንሪኦ ዘለና ምስሊ ኣብ ትግራይ ካብ ዝርከቡ ብዙሓት ማሕበራዊ መራከብታት ሓደ ቴሊቭዥን ትግራይ ኮይኑ ዜና ስፖርት እናመሓላለፈ ይርከብ::

እዚ መሳርሒ ሙዚቃ መዓዝን ኣበይን ተማሂዙ? ብመን ከ ተማሂዙ? ከምኡ እውን ኣበርክቶ እቲ መሳርሒ ሙዚቃ እንታይ እዩ ?ካብ ካልኦት መሳርሒታት ሙዚቃ ብከመይ ይፍለ ?

ሓደሽቲ ኽዳውንቲ ንምስራሕን ምስ ተቐደዱ ኽዳውንቲ ንምስፋይን ዝሕግዘና መሣርሒ ስፌት ብጊዜ ብምቝጣብ ኣሣልጦ ብዘለዎ ክንሣርሕ ዝገብር ዘመናዊ መሣርሒ እዩ።

ድቂ ሰባት ካብ ዘድሊ ምስርተወ ነገራት ሃደ ጫማንትኾን ካብ ቦታ ናብ ቦታን ንምንቀሣዓስና ኣሣል ጦ ምኽልዎን ካብ ጕድኣትን ሕማማትን እግርና ይካልኸለልና፡፡

ንዝተፈልሉ ዓይነታት ቖርበትን ምስተወጥዕ ቖርበትን ጥዕኑኡን ምሕላው ናብ ኑብሩ ምምላስን ሉስሉስን ጥዕኑኡ ዝኃለዉ ቕረት ኽልወና ብገብሩ ዒይነታት ቕብኣስ ኣብ ሓፈሻዊ ሽቕጣ ሽቐጥ ንረክቦ።

ደቂ ሰባት ድሌት ወሰን የወሉን ኣብ ስተፈለዮ ቦታን እዋንን ውዙኃት ድሪታት ኣለዉ በዝ ምክንያት ድማ ተፋላለዩ እንግልገሉሎም ኣቕሑት ኣብእዋኑ እናተቓይሩ ናዕ ዳጋ ቐሩ ናኣብነት ከም ክዳን።

ባንኪ ዳሽን ማዓስ ተመስሪቱ ከምኡ'ውን ሕጋዊ ዝኮነ ኣርማ ኣለዎ'ዶ ክንደይ ጨናፍራትን ሰራሕተኛታትን ኣለዎ ? ተወሳኪ ድማ ናይ ሕብረተሰብ ፀገም ይፈትሕ ዶ?

አብዚ እንሪኦ ዘለናምስሊ ዓይነት መስተ ስሙን ኣበይ ሃገርን ቦታን ከምኡ እውን ከባቢን ይዝውተር? ብተወሳኪ ድማ ንሰውነትና ዘለዎ ጥቅምን ጉድኣትን ግለፅ?

ናይ መጀመራ ተሽከርካሪት ካብ ዓሰርተሽሞንተ ሳላስንሸምሞንተን ክሳዊ ተተሽሐን ሠለስትን መመትምረት ፈሬንዲ ዝተሠርሐት ናይ ቤት ስብ ተሽክርካሪት ቱል ቅርጢ ዘወነነትን እያ።

እዚ ንሪኦ ዘለና ምስሊ ባንዴራ ናይ መን ትካል እዩ? ከምኡ ውን እቲ ትካል ንማሕበረሰብ ዓለም ዘበርክቶም እንታይ እዮም? ተወሳኺ ድማ ፀገም ማሕበረሰብ ኣብ ምፍታሕ ዘለዎ ግደ ግለፅ፡፡

እዚ ባህላዊ ምግቢ አበይ ከባቢ ይዝውተር? ከምኡውን ሰውነት ሃነፀቲ ዝኮኑ እታወታት ይጥቀም ድዩ? ብተወሳኪ ድማ ንህፃናት ዕቤት አእምሮን ንአካል ጥንካረን ይጠቅም ዶ?

እዚ ኣብ እስክሪንና እንሪኦ ዘለና ምስሊ ካብቶም ዓበይቲ ሃይማኖታዊ በዓላት ዝኽበር ሓደ ኮይኑ ብደቂ ኣንስትዮ ዝኽበር ዘሎ ሃይማኖታዊ በዓል ዘርኢ ምስሊ እዩ፡፡

ማኅበር ሰብ ዓለም ዕለታው ናውሩን ምኪያድ ዝተፋላልዩ ሥራሕቲ ይሠርሕ ካብኣቶም ድማ ናይግሎ ሥራሕ ሓደዩ ኮይኑ ግና ምስቲ ዘወፅኦ ብልበት ዝመጣጠል ኣታዊ ኣይረክብን።

እዚ እንሪኦ ዘለና ምስሊ ነዳዲ መካፋፈሊ ትካል ኣበይ ከባቢ ይርከብ? ከምኡ እውን ንሕብረተሰብ ክንደይ ዝኣክል ናይ ስራሕ ዕድል ፈጢሩ? ብተወሳኪ ድማ ንተገልገልቲ ዝህቦ ኣግልግሎት ኣዕጋቢ ድዩ?

ኣብ ዓለምና ብዙኃት ኣይነታት መስተ ኣለዉ ሉስሉስ ስንስተን ኣልክላዊ መስተን እንትኾኑ ሰውነትና ዝሁኑጥምን ጕድኣትን ኣለኹ ከምኡውን በፍላይ ድማ ኣልክላዊ መስተ ብበዝኅ ምጥቃም ና ከቢድ ሕማም የሳጠሕ።

እዚ እንሪኦ ዘለና ምስሊ እስፖርት ጉያ ክንደይ ርሕቐት ዝሸፈነ እዩ? ብተወሳኺ ድማ ኣበይ ሃገርን ከተማን ቦታን ተዳልዩ? ከምኡ እዉን እዚ እስፖርት ጉያ ካብ ክንደይ ክሊ ዕድመ ዘሳተፈ ኔሩ?

እዚ ኣብ እስክሪን እንሪኦ ዘለና ምስሊ ኣብ ዓለም ካብ ዝርከቡ ኣዝዮም ብዙሓት ዝኮኑ ዓሌታት ኣዕዋፍ ሓደ ዝኮና ፃዕዳ ረጋቢት እንትኮና ን ደቂ ሰባት ድማ ተምሳሊት ናይ ሰላም ኮይነን ይግለፃ::

ንምግብነት ካብ ዝውዕሉ ዕሹጋት ምግብታት ንጥዕናና ዘለዎም ጥቕምን ጉድኣትን ጥቐስ? ከምኡ እውን ዘለዎም ኣቕርቦትን ጠለብን ዋጋን ከ ተመጣጣኒ ድዩ ?

ኣብ እስክሪ እንሪኦ ዘለና ምስሊ ናይ ትግራይ ባህላዊ ክዳን እንትከውን ኣብ ናይ ሃይማኖታውን ባህላውን በዓላት ደቂ ኣንስትዮ ትግራይ ተከዲነን ዘክብራሉ ባህላዊ ክዷን እዩ፡፡

እንሪኦ ዘለና ምስሊ ኣብ ኣኽሱም ካብ ዝርከቡ ጥንታውያን ኣብያተ ቤተ ክርስትያናት ሓደ ዝኾነ ርእሰ ኣድዋራት ወገዳማት ኣኽሱም ፅዮን ቤተ ክርስትያን ፅላተ ሙሴ ዘዕርፍሉ ቅዱስ ቦታ እዩ።

እዚ ኣብ ስክሪን እንርእዮ ዘለና ምስሊ ካብቶም ቡዝሓት ዘመናዊ መሳርሕታት ሙዚቃ ሓደ ኮይኑ ምስ ኩሎም መሳርሕታት ሙዚቃ ተዋዲዱ ድሙቅ ዝኮነ ሙዚቃ ዝህበና መሳርሒ ሙዚቃ ምካኑ እዩ።

ንሕብረተሰብ ኣብ ምግልጋልን ግዜን ገዘብን ኣብ ምቁጣብን ኣብ ስራሕ ዝርከቡ ትካላት እንታይ ግደ ኣለዎም ? ብተወሳኺ ድማ ስራሕ መሃዛይነት ንምዕባይ እንታይ ክግበር ኣለዎ ?

እዙይ እንርእዮ ዘለና ምስሊ ባንዴራ ናይ መን ትካል ዝገልፅ እዩ? ብተወሳኪ ድማ እቲ ትካል መዓዝን ኣበይን ተመስሪቱ? ዕላማ እቲ ትካል ከ እንታይ እዩ?

ኣብዚ ንሪኦ ዘለና ምስሊ ፅሬትን ፅባቀን ኣበይ ከተማ ይካየድ ኣሎ ?ብተወሳኪ ድማ ሕብረተሰብ ሓጋዛይ ድዩ ?ከም እውን ነቶም ፅሬት ዝሰርሑ ወርሓዊ መሃያ ኣለዎም ዶ ?

እዚ ኣንሪኦ ዘለና ምስሊ ኣከባብራ በዓል ጋዓት ብሓድሽ መልክዑ እንትኾን፣ እዚ ኣከባብራ በዓል ምስ ሃይማኖትኖን ባህልናን ዝፃባእ ድዩ? ብተወሳኺ ድማ ብቑጠባዊ መዳይ ከ ዘስዕቦ ሳዕቤን ኣሎ ዶ?

እዚ ባህላዊ አከዳድናን አነነባብራን ማሕበረሰብ አበይ ሃገር ይርከብ? ብተወሳኺ ድማ ንሓንቲ ሃገር ባህሊ ንካሊእ ሃገር ባህሊ ፅልዋ አለዎ ዶ ?ከምኡ እውን አብ ዕብየት ሓንቲ ሃገር ጥበብን ባህልን እንታይ ግደ እለዎ?

አብዚ እንሪኦ ዘለና ምስሊ መጋየፅን መማላኽዕን ደቂ አንስትዮ አበይ ሸቀጣ ሸቀጥ ይርከብ ? ከምኡ እውን አቅርቦትን ጠለብን ዋጋን እቲ መጋየፅን መማላኽዕን ዝተመጣጠነ ድዩ ?

ኣብ ቤት ምግብን መስተን ዝሰርሑ ትካላት ማሕበረሰብ ዝህብዎ ኣግልግሎት ፅሬቱን ጥዕንኡን ብሕጋዊ ኣካል ዝተረጋገፀ ድዩ? ከምኡ እውን ብሕብረተሰብ ዘለዎ ተቀባልነት እንታይ ይመስል?

እዚ አብ እስኪሪን እንሪኦ ዘለና ምስሊ ካብቶም መሰረታዊ ግልጋሎት ወሃብቲ ዝባሃሉ ኩሎም ንሱ ድማ ከም ደም ባንኪ እንትኮን እዚ ድማ ንዝተፈላለዩ ብደም ሕፅረት ምከንያት ዝተጎድኡ ሃገዝ ደም ዝህብ እዩ፡፡

እዚ ኣብ እስክሪን ንሪኦ ዘለና ምስሊ ዓብዪ ሸቀጣሸቀጥ እንተከዉን ዝተፈላለዩ ዕሹጋት ምግብታት ዕሹጋት ልስሉስ መስተን ብዙሓት ኣቁሑትን እንረክበሉ ናይ ንግዲ ትካል እዩ

ዝፈብ ብሃላዊት መገልገሊ ናወት ገዛን መጊሒጽሙ ተሳኽ ድማ ስፈን ስርሑሉ ካብ ላኻን እድንትን ሃርን ምስተፋለለዩ ቕድል ምስተፋለልያ ኽልብሎት እንቆምሎምን ኣብ ኢቲጴያ ብፍልላይካዓ ኣብ ቲ ግራይት ዝተሎመደን ትፈታዊ ብሃላዊ ኣሠራርኃ ናወት ገዛ እዩ።

እንሪኦ ዘለና ምስሊ መጋየፂ ኣበይ ከባቢ ዝርከባ ደቂ ኣንስትዮ እየን ዘጊፃሉ ? ከምኡ እዉን ካብ ምንታይ እዩ ዝስራሕ? ተወሳኺ ድማ ብዕድመ ዝተገደበ ድዩ?

እዚ ንርእይዮ ዘለና ምስሊ ኣብ ኢትዮጵያ ዝርከብ ኮይኑ ካብቶም ቡዝሓት ጥንታውያን ኣብያተ ክርስትያናትን ገዳማትን ኣብ ልዕሊ እምባ ካብ ዝተመስረቱ ሓደ እዩ።

እዚ ንሪኦ ዘለና ምስሊ ኣርማ ኮሙሽን መረፃ ብሔራዊ ክልላዊ መንግስቲ ትግራይ ኮይኑ እዚ ኮሙሽን መዓዝ ተመስሪቱ? በዚሒ አባላቱ ክንደይ እዩም? ብተወሳኪ ድማ ክንደይ ዝኣክል ነፃን ገለልተኛን እዮም?

ናይ ኢትዮጴያ መንገድን መጕዓዝያን እምሓደሪ ብዓል ሥልጣን ዝትቆመሉ መፍለይ ባንዲይራ ኾይኑ ውሕስን ስሉጥም ብልጋሎት መጕዓእዝያን እምሃብ ዝሠርሕ ትካል እዩ።

ኣብዚ ንሪኦ ዘለና ምስሊ ምጉሕጓሕ መሬት ብምንታይ ምኽንያት ተፈጢሩ? እዚ ምጉሕጓሕ መሬት ንምቕናስ እንታይ ክንገብር ኣለና? ብተወሳኺ ድማ ንሕና ዘለና ኣበርክቶ ከመይ ጌርና ኣዋዲድና ብቕልጡፍ ሕውየት ነካይድ?

እዚ እንሪኦ ዘለና ምስሊ ሕርሻ ሃገርና ብባህላዊ መንገዲ ዝካየድ ዓንዲ ቁጠባ ሃገርና ከም ዝኾነ ዝፍለጥ ኮይኑ ነዚ ባህላዊ ግብርና ሕርሻ ናብ ሓዱሽ ዘመናዊ ግብርና ሕርሻ ብኸመይ መንገዲ ተጠቒምና ክንቅይሮ ንኽእል?

እዚ ቤተክርስትያን ኣበይ ቦታ ይርከብ ?ብተወሳኺ ድማ እዚ ቤተክርስትያን መዓዝ ዓመተ-ምህረት ተሃኒፁ ?ከምኡ እውን ክንደይ ቆወምቲ ኣገልገልቲ እቲ ቤተክርስትያን ኣለውዎ ?

ኣብ እስክሪን እንሪኣ ዘለና ምስሊ ኢትዮጵያዊት ድምፃዊት ሚናስ ቀለመወርቅ ትበሃል ኮይና ብርክት ካብ ዝበሉ ዝሰረሐቶም ዜማታት ሓደ ዝኾነ ብቛንቋ ትግርኛ ዘዜመቶ ማይ ዘርእስቱ ንፅል ጣዕመ ዜማ ነድመፅታ ዘበርከተት ንፍዕቲ ድምፃዊት እያ።

ሓንቲ ሃገር ሃገር ካብ ዘብላ ቀንዲ መለክዕታትን ተግባራትን ጥቐስ? ከምኡውን መራሕቲ ሃገርን ተነሓናሕቲ ውድባትን ክገብርዎ ዘለዎም ቀንዲ ተግባራት ጥቐስ?